እዚ ከምዚ ንሪኦ ዘለና ሓደ ኣርማ ኮይኑ ኣብ ኩዕሶ እግሪ ናይ ሰባዓ እንደርታ ወይ ከዓ ናይ መቀለ መለለዪ ኣርማ እዩ።

እዚ አብዚ ምስሊ እንሪኦ ዘለና ሓደ ካብቲ ጥበብን ባህልን ኮይኑ መብዛሕቲኡ ግዜ ብሃሪ ዝተሰርሐ እዩ። ሽሙ ኸዓ ሞኾንብያ ና ሰፍኢ እናተባሀለ ይፅዋዕ፡፡

እዚ ዝረአየና ዘሎ ምስሊ ናይ ማሕበርሰብ ገጠር መነባብሮ ኮይኑ አብ እዋን ክረምቲ ወይ ከዓ ማይ አብ ዝወቅዐሉ ሰዓት ከምዚ ኢሉ ይልምልም።

እዚ አብዚ ምስሊ ንሪኢ ዘለና ሓደ ካብቶም ዓይነታት አትክልቲ ኮይኑ አብ ናይ ሕርሻን ግብርናን ዝካተት ማለት እዩ ዝተፈላለዩ ዓይነታት አትክልቲ አለዉ፡፡ ከም ማንጎ ፣ዘይትሁን ዝተፈላለዩ ዓይነታት አትክልቲ ይርከብዎ፡፡

እዚ ኣብዚ ምስሊ ንሪኦ ዘለና ካብቶም ዓይነታት ምግቢ ሓደ ኮይኑ ካብ ድንሽን ካብ ካልኦታት ኣሕምልትን ዝተዘጋጀወ ምግቢ እዩ ።

እዞም እንሪኦም ዘለና ካብቶም ዓይነታታት መጋየፂ ሓደ ኾይኑ ከም ሻምቦ ዝተፈላለዩ ቅባኣት ዶቭ ካልኦት ዝተፈላለዩ ናይ ሰውነትን ናይ ፀጉርን መሕፀቢ ይርከብዎም።

እዚ መሰረተ ልማዓት እዚ ኣብ ከተማ ኣክሱም ዝርከብ ኮይኑ ፍሉይ ሽሙ ማድያ እዩ፡፡ ማድያ ወይካኣ ናይ ነዳዲ መከፋፈሊ እዩ፡፡ እዚ ናይ ነዳዲ መከፋፈሊ እዙይ ኣብ ከተማ ኣክሱም ይበሃል፡፡ ቲአፈ ማድያ ይባሃል፡፡

እዚ ኣብዞም ምስሊ ንሪኦም ዘለና ካፍቶም እ ፍሉጣት ደረፍቲ ወይ ከዓ ሙዚቀኛታት ናይ ትግራይ ሓደ ኾይኑ ስሙ ኸዓ ዜናዊ ሃይለማርያም ይበሃል፡፡

እዚ ኣብ እዚ ምስሊ እንሪኦ ዘለና ሓደ ካብቶም ንግዲን ምትዕድዳግን ኮይኑ ማሕበረብና ኣብ ፅርግያ ዘርጊሖም ዝተፈላለየ ዓይነታት ኣቁሑት ማለት እውን ሸቀጣ ሸቀጥ ወይ እክሊ ምስ ዝተፈላለዩ ነገራት እንትሸጡ ዘርኢ ምስሊ እዩ፡፡

እዚ ኣብዚ ምስሊ እንሪኦ ዘለና ሓደ ካብቶም ዓይነታት ንግድን ምትዕድዳግን ኮይኑ አ ካብ ሸኽላ ዝተሰርሑቱ ጀበና ኣብ ምሻጥ ዝርከቡ እዮም። ካብ ስራሕቲ ሸኽላ ወይ ክዓ ካብ ሓመድ ዝተሰርሐ ጀበና ኣብ ምሻጥ ዝረከብ እዩ።

እዚ ኣብዚ ምስሊ እንሪኦ ዘለና ብፍሉይ ክእለትን ጥበብን ዝተሰርሐ ናይ ሓወልቲ ኣኽሱም ቅርፂ ዘለዎ ናይ ዝተፈላለየ ቅርፂ ከም ናይ መስቀል ቅርፂ ዘለዎ ኾይኑ ከም መስሕብ ቱሪዝም እንጥቀመሉ ዓይነት ጥበብን ቅርፅን

እዚ ኣብዚ ምስሊ እንሪኦ ዘለና ሓደ ካብተን ጥበብን ባህልን ኮይኑ ደቂ ኣንስትዮ ትግራይ ኣብ ሳዕስዒት ወይ ክዓ ኣብ ኩዳ ዘርእየና ምስሊ እዩ። ካብኡ ብዝተፈላለየ ናይ ቁኖ ዝተፈላለየ ዓይነት ቁኖ፣ ዝተፈላለየ ዓይነት ኣከዳድና ባህልን ዘለወን ደቂ ኣንስትዮ...

እዞም ኣብ ምስሊ እንሪኦም ዘለና ሓደ ካብቶም ሕጊ ኣኸበርቲ ኮይኖም ንሓንቲ ሃገር ካብ ዝተፈላለዩ ዕግርግር ካብ ዝተፈላለዩ ሰላማ ዘስእኑ ነገራት ዝከላኸሉ እዮም፡፡ ሽሞም ክዓ ሰራዊት እናተብሃሉ ይፅውዑ፡፡

እዚ አብ ምስሊ እንሪኦ ዘለና ሓደ ካብቶም መጋየፂ ኮይኑ፤ ካብ ዝተፈላለዩ ማዕድናት ማለት እውን ካብ ወርቂ፣ ብሩር ዝተፈላለዩ ማዕድና ዝተሰርሐ እዩ፡፡ ሹሙ ከአ ጎባጉብ፣ ኩትቻ እና ሳቍር እናተብሃለ ይፅዋዕ፡፡

እዚ አብዚ ምስሊ እንሪኦ ዘለና ሓደ ካብቶም ናይ ገዛ መሳርሒ ዋና ወይ ከአ ቁልፊ ኮይኑ፤ ሹሙ ከአ መፍቱሕ ይበሃል፡፡

እዚ ኣብ ዚ ምስሊ ንሪኦ ዝለና ሓደ ከፍቶ ዓይነታት ኣፅዋት ሓደ ኾይኑ መብዛሓትኡ ስዓት ኣብ ገጠር ከባቢ ዝርከብ ኮይኑ ግንዳዕ እደተበሀለ ዝፍለጥ እዩ ።መብዛሓቲኡ ሰዓት ንመድሓንቲ ናይ ዓይኒ ይጥቀምሉ።

እዚኦም ናይ በረካ እንስሳ እዮም እዚኦም ናይ በረካ እዚኦም ሽሞም ኣዛብእ እዮም ሓደ እግሮም ጠዉላስ እዩ ወይከኣ ሓንካሳት እዮም መብዛሕቱ ብሃደን ይመሓደሩ

እዚ አብዚ ምስሊ እንሪኦ ዘለና ካብቶም ባህሊን ጥበብን ሓደ ኮይኑ፤ ጓሎም ንአቡአ ክተሕፅቦም ከላ ማይ ወይ ከዓ እንጀራ ምብላዕ ናብ መአዲ ክቅረብ ከሎ ሓደ አቦ ደቁ ከሕፅበኦ ከለዋ ዘርኢ ምስሊ እዩ፡፡

እዚ ኣብዚ ምስሊ ዝረአየና ዘሎ መብዛሕቲኡ ሰዓት ደቂ ኣንስትዮ ኣሓትና ዝጥቀማሉ መጋየፂ ኮይኑ ካብ ዝተፈላለዩ መኣድናት ማለት እዉን ካብ ወርቂ ፣ነሃስ ወይ ብሩር ዝስራሕ ኮይኑ መብዛሕቲኡ ሰዓት ኣብ ጎባጉብ እና ኩትቻ እናተብሃለ ዝፅዋዕ ኣብ ክሳድን ኣብ ናይ እዝንን ዝግበር መጋየፂ እዩ።

እዚ ኣብዚ ምስሊ ዝረኣየና ዘሎ ካብ ሕርሻን ግብርናን ዝርከብ ኮይኑ ዝተፈላላዩ ኣሕምልትቲ ማሕበረሰብ ናይ ገጠር ኣብ ምሻጥ እንትርከቡ ።

እዚ ኣብዚ ምስሊ ዝረአየና ዘሎ ሓደ ካብቶም ዓይነታት መፅሓፍትን ጋዜጣን ኮይኑ ናይ ትግርኛ ፊደላት ዝሓዘ መፅሓፍ እዩ፡፡ ዝተፈላለዩ ዓይነታት ፊደላት ኣለው፡፡ ንዖም ብምሉኦም ዝሓዘ መፅሓፍ እዩ፡፡

እዚ ከዓ ካብቶም ኣሕምልትን ፍራምረን ሓደ ኮይኑ ኣብ ውሽጢ ቀይሕ ሽጉርቲ ዝወፅእ ናይ ላዕሊኡ ሽሙ ክዓ ኮልሸማ ይባሃል፡፡

እዞም ኣብዚ ምስሊ ዝራኣዩና ዘለው ሓደ ካብቶም መጋየፅን መመላኽዕን ሓደ ኾይኖም ከም ቅብኣት እንጥቀመሎም እዮም፡፡

እዚ ኣብዚ ምስሊ ንርኦ ዘለና ሓደ ካፍቶም መሰረታዊ ግልጋሎት ኮይኑ ማሕ/ሰብ ኣብ ዕዳጋ ናይ ምሻጥን ምዕዳግን እዳተገበረ ይርከብ እዚ ሓደ ካብቶም ብጣዓሚ ጠቃሚ ዝኮኑ ማሕ/ሰብ እዩ።

እዚ አብ ምስሊ እንሪኦ ዘለና ሓደ ካብቶም መንበሪ ገዛውቲ መብዛሕትኡ ሰባት አብ ከባቢ ገጠራማ ዝኮነ ከባቢ ዝስራሕ ዓይነታት ገዛ እዩ፡፡ እዚ ገዛ እዚ መብዛሕትኡ ጎጆ ተባሂሉ ይፅዋዕ፡፡

እዚ ስራሕ እዚ ባህላዊ ጥልፊ መሸጢ ቦታ እዩ ዘሎ፡፡ እዚ ባህላዊ መሸጢ ቦታ ኣብ ፅርግያ ኮይኑ ዝተፈላለየ ዓይነታት ጥልፊ እናሸጠ ይርከብ፡፡ እዚ ፅላል ሒዙ ይሸጥ ኣሎ፡፡ ኣብ ማእከል ፅርግያ እዩ ዘሎ፡፡

እዞም ንሪኦም ዘለና ኣብዚ ምስሊ ተመሃሮ ምስ መምህር ኣብ ከይዲ ትምህርቲ ይመስል፡፡ እዞም ተመሃሮ ኣብ ምክትታል ከምዝርከቡ የርኢ፡፡

እዚ ኣብዚ ምስሊ ንሪኦ ዘለና ሓደ ካብቶም ሕጊ ኣኸበርቲ ኮይኑ መብዛሕተኡ ሰዓት ካብ ዝተፈላለየ ባእሲ ካብ ናይ ውሽጢ ዓድን ናይ ድገን ፀላኢ ዝከላኸል እዩ ።

እዞም ኣብዚ ምስሊ እንሪኦም ዘለና ሓደ ካብቶም ዓይነታት ሕርሻን ግብርናን ኮይኖም ዝተፈላለዩ ስራሕቲ እናሰርሑ ይርከቡ። ንኣብነት ከም ኳዕቲ መሬት ዝኣመሰሉን እናሰርሑ እዮም።

እዚ እፅዋት እዚ ወይካዓ እዚ ኣእዋም እዚ ስየ ይበሃል ::እዚ ሰየ እዚ መብዛሕተኡ ግዜ ንፅላል እዩ ዝጠቅመና::

እዚ ኣብዚ ምስሊ ንሪኦ ዘለና መንበሪ ገዛ ብፍላይ ድማ ኣብ ከተማታት ዝርከብ ኮይኑ ኣብ ምስራሕ ወይ ኣብ ዘይተወድአ ህንፃ እዩ፡፡

እዚ ኣብ እዚ ምስሊ ንርኦ ዘለና ሃይማኖታዊ ቆልዓ ኮይኑ ናይ ኣርተደክሳዊ ተከታሊ ቆላዓ ኮይኑ ልብሲ ተኸዲኑ እዩ ዘሎ።

እዚ ምስሊ ንሪኦ ዘለና በረታዊ ባእታ ዝተሰርሐ ኮይኑ ዝተፈላለየ መጎጎ ባዴላ ዝተፈላለየ ናይ ብኦም ዝተሰርሐ እውነ እኒሄ ዝሮዝሮ ቡዝሕ ናይ ገዛ አቝሑት እዮም ኢና ንሪኢ ዘለና።

እዚ ባህሊ እዚ ኣብ ክልል ትግራይ ዞባ ደቡብ ትግራይ ዝካየድ ኮይኑ፣ ፉሉይ ቦታ ኣብ ራያ እዩ። እና እዚ ባህሊ እዚ ናይ ራያ ባህሊ እዩ።

እዛ አብዚ ምስሊ ንሪአ ዘለና ሓደ ካብቶም ተፈለጥቲ ወይ ከዓኒ ዓብይ አስተዋፅኦ ዝነበሮም አብ ትግራይ ኮይና ከይርያ ኢብራሂም ትበሃል።

እዚ ናይ ገዛ ኣቁሑ ኮይኑ ሶፋ ይባሃል፡፡ መቐመጢ ደቒ ሰባት ይጠቅም፡፡

እዚ ንሪኦ ዘለና ኣብዚ ምስሊ መጋየፂ ኮይኑ ካብ ዝተፈላለየ ካብ ወርቂ ክኸውን ይኽእል፣ ካብ ብሩር ፣ካብ ነሃስ ፣ካብ ዝተፈላለየ መኣድናት ዝተሰርሐ እዩ፡፡

እዚ ንሪኦ ዘለና ኣብዚ ምስሊ ሃይማኖታዊ ምስሊ ኮይኑ ኣብ ኦርተዶክስ ቤተክርስያን ብዉቅር እምኒ ወይ ክዓ ብዉቅር ከዉሒ ዝተሰርሐ ቤተክርስያን እዩ።

እዚኣ ናይ በረካ እንስሳ እያ ዛ ናይ በረካ እንስሳ እዚኣ ነፋሪት እያ ግን ትብላዕ እያ ትብላዕ ኮይና መብዛሕቲኡ ሰዓት እንቋቁሖ ተዉድቕ እያ ካብኡ ሹማ ከኣ ዛግራ ይበሃል ።

እዚ ባህላዊ ጨወታ እዙይ ኣብ ክልል ትግራይ ኮይኑ ዞባ ደቡብ ዝርከብ እዬ ብፍላይ ኣብ ራያ ከባቢ ዝርከብ እዪ መብዛሕቲኡ ቅልስ እናተብሃለ ይፅዋዕ።

እዚ ንሪኦ ዘለና መሰረታዊ ግልጋሎት ናይ ቤት ትምህርቲ ኾይኑ ተምሃሮ ኣብ ወንበር ኮፍ ኢሎም ንመምህሮም እናተኸታተሉ ይርከቡ ።

ኣብዚ ምስሊ እንሪኦ ዘለና ሓደ ካብቶም መጋየፂ ኮይኑ ብዝተፈላለዩ ካብ ወርቂ ዝተሰርሑ ካብ ብሩር ዝተሰርሑ ከምኒ ጎባጉብ፣ ኩትቻ ይርኣየኒ ኣሎ።

እዚኣቶም እዞም ሰራሕተኛታት ግብርና ኣብ ኣኼባ ወይ ከዓ ዝኾነ ነገር እንዳተኻታተሉ የርኤና፡፡ እዞም ሰራሕተኛታት ወይ ክዓ ዝኾነ ኢንፎርሜሽን እንዳሰምዑ የሪኤና፡፡

እዚ ንሪኦ ዘለና መግለፂ ቅዋም ኣመራርሓ ዞባ ደቡብ ምብራቅ ትግራይ እዩ ዝብል ዘሎ ያዉ ዝተፈላለየ ሓሳብ ዝህብሉ ዝተፈላለየ ዓበይቲ መራሕታት ዝህብሉ ሓሳብ እዩ መድረክ እዚ ዜና ይመሓላለፍ ኣሎ ።

እዚ አብ መሰረታዊ ልምዓት ሓደ ዓብዪ ግደ ዘለዎ ኮይኑ እዚ መኪና እዚ ዘመናዊ ዝራእቲ እዪ ዝዘርእ ዘሎ እና ሽሙ ድማ ልክዕ ከም ትራክተር እዪ። ዘመናዊ ዘራእቲ ይዘርእ ኣሎ።

እዚ ኣርማ እዚ ሓደ ካብቶ ናይ ኩዕሶ እግሪ ናይ ትግራይ ኮይኑ እዚ ኣርማ እዚ መፋለጢ እዩ፡፡ ናይ ደደቢት ኩዕሶ እግሪ እዩ፡፡ ደደቢት ክዕሶ እግሪ ኣብ ኢትዮጵያ ኣብ ትግርይን ፈላማይን ኩዕሶ

እዚ አብዚ ምስሊ እንሪኦ ዘለና ሓደ ካብቶም ዓይነታት አፅዋት ኮይኑ ሽሙ ከዓ ዓውሒ እናተበሃለ ዝፅዋዕ እዩ። መብዛሕትኡ ሰዓት ንዝተፈላለዩ መድሓኒት እንጥቀመሉ ።

እዚ ኣብዚ ምስሊ ንሪኦ ዘለና ሓደ ናይ ገዛ እንስሳ ኾይኑ ወይ ከዓ እንስሳ ዘቤት እናተባህለ ንፅውዖ ከልቢ እዩ፡፡ እዚ ከልቢ እዚ ንዝተፈላለዩ ፀላእታት ማለት እውን ካብ ኣራዊት ዝኽልክለልና ዓይነት እንስሳ እዩ፡፡

እዚ ኣብዚ ምስሊ ንሪኦ ዘለና ካብቶም ተፈጥሮን ኣከባብን ሓደ ኮይኑ ብጣዕሚ ልሙዕ ደስ በሃሊ ንክትሪኦ ደስ በሃሊ ንክትዛወር እዉን ደስ በሃሊ ቦታ እዩ ፡፡ ኣብ እዋን ከረምቲ እዩ፡፡

እዚ አብዚ ምስሊ ዝረእየና ዘሎ ሓደ ካብቶም መንበሪ ገዛ ኮይኑ መብዛሕትኡ ግዜ አብ ከባቢ ገጠራት ዝርከብ እዩ እዚ ከዓ ደብሪ እናተባህለ ዝፅዋዕ ካብ ጎጆ ዝተሰርሐ እዩ፡፡

እዚ ሓደ ካብቶም ገዛን መንበርን ሓደ ኮይኑ ኣብ ዩኒቨርስቲ ኣክሱም ውሽጢ ዝርከብ ናብ ምስራሕ ዝርከብ ህንፃ እዬ ።

እዚ ንሪኦ ዘለና ኣብዚ ምስሊ ሓደ ካብቶም መጋየፂ ኮይኑ ሓደ ወዲ ሰብ ንከይጨሊ ወይ ከዓ ንከይፍሕሺ ንጥቀመሉ እዩ መብዛሕተኡ ግዘ ቅብኣት ወይ ከዓ ባዝሊን እንዳ ተብሃለ ይጸዋዕ።

እዚ ካብቶም ዓይነታት መስተ ሓደ ኮይኑ ብኢድ ዝዳሎ እዩ። ብማሽን አይኮነን ብኢድ እዩ ዝዳሎ። ሰዋ ይብሃል። መብዘሕትኡ ሰዓት ብዳጉሻ፣ ብቁሊ ፣ ብጌሾ ይዳሎ ።

እዚ እንሪኦ ዘለና ካብ ቆርቆሮ ብቆርቆሮ ዝተሰርሐ ናይ ቤት ትምህርቲ ቦታ እዩ። እዞም ህፃዉንቲ ኣብ ምምሃር ዝርከብሉ ቦታ እዩ።

እዚ ኣብዚ ምስሊ እንሪኦ ዘለና ሓደ ካብቶም ንግድን ምትዕድዳግን ኮይኑ ቀላሚጦስ ዝተቖረፀ ዝሽየጠሉ ቦታ እዩ፡፡ እዚ ቀላሚጦስ መብዛሕትኡ ጊዜ ንመስርሒ ገዛውቲ ዝጠቕመና ዓይነት ተኽሊ እዩ፡፡

እዚ ሓደ ካብቶም ዓይነታት መስተ ኾይኑ ካብ ባሃላዊ መስተ ስዋ እናተባህለ ዝፅዋዕ መብዛሕትኡ ሳዓት ወለድና ካብ ጎሾን ዝተፈላለዩ ዓይነታት እኽሊ ከምኒ ዳጉሻ ፣መሸላ ፣ዒልቦ ዝተፈለለዩ ዓይነታት ዘርኢ ዝዳሎ እዩ።

ሕዚ ኣብዚ ምስሊ ንሪኦ ዘለና ሓደ ካብቶም ዓይነታት እፅዋት ሓደ ኾይኑ መብዛሕቲኡ ስዓት ጉልዒ እናተበሃለ ዝፅዋዕ ኣዴታትና ንመፈወዚ ንመፈወኒ ወይ ክዓ ንመለስለሲ ሞጎጎ ዝጥቀማሉ እዩ።

እዚ ኣብዚ ስእሊ እንሪኦ ዘለና ሓደ ካብቶም መሰረታዊ ግልጋሎት ኮይኑ ማሕበረሰብና ንመኪና መሕፀቢ ወይ ከዓ ተሽከርከርቲ መሕፀቢ ዝጥቀመሉ ቦታ እዩ፡፡ ሽሙ ከዓ መብዛሕትኡ ግዜ ላቢያጆ እናተባህለ ይፅዋዕ፡፡

እዚ ኣብዚ ምስሊ ንሪኦ ዘለና ሓደ ካብቶም መስሕብ ኮይኑ መስሕብ ቱሪዝም ኮይኑ ካብ ፅርበት እምኒ ዝተሰርሐ ምስሊ እዩ፡፡ አ እዚ ምስሊ እዚ አ ወፃእተኛታት ክሪእዎ ዝህንጠው ወይ ከዓ ዝህንደዱ ዓይነት ምስሊ እዩ፡፡

እዚ ኣብ ዚ ምስሊ ንሪኦ ዘለና ሓደ ካብቶም መሰረታዊ ኣገልግሎታት ሓደ ኾይኑ ዕዳጋ ናይ እንስሳት እዩ ዘሎ፡፡ ዝተፈላለዩ እንስሳት ዝሽየጥሉ ዓይነት ዕዳጋ እዩ ዘሎ፡፡

እዚ ኣብዚ ምስሊ ንሪኦ ዘለና ሓደ ካብቶም መሰረታዊ ግልጋሎት ኮይኑ ሓበራዊ ኣገልግሎት ዝህብ መንግስታዊ ትካል ኮይኑ ናይ ማእኸል ጥዕናን ክንክንን ናይ ኣኽሱም ቦታ እዩ፡፡

እዚ ኣብዚ ምስሊ ንሪኦ ዘለና ኣብ ኣርቴክቸርን ህንፃ ስራሕትን ዝምደብ ኮይኑ ኣብ ዓዲ ግራት ዩኒቨርሲቲ ዝርከብ ናይ ህንፃ ስራሕቲ እዩ፡፡

እዚ ንሪኦ ዘለና ኣብዚ ምስሊ ናይ ንግዲ ስራሕቲ ኮይኑ መብዛሕትኡ ሰዓት ሙዚቃ ወይ ከዓ ባህላውን ዘመናውን ደርፊ ኣብ ምቕራብ ዝርከብ ዓይነት ስራሕ እዩ፡፡

እዚ ናይ ቀደም ኣዴታትና ኣብ ክሳድ ዝኣስረኦ ኮይኑ ብቡሩር ዝተሰርሐ እዩ፡፡ ሽሙ ድማ ጎባጉብ ይባሃል፡፡

እዚ ኣብዚ ምስሊ እንርእዮ ዘለና ሓደ ካብቶም ዓይነታት ናይ ገዛ ኣቁሑ ኮይኑ ሽሙ ከዓ ዓራት እንዳተባሃለ ዝፅዋዕ ከም መደቀሲ ዝጠቅመና እዩ። ከምእውን ኣርማድዮ እውን ኣሎ። እዚ ኣርማድዮ እዚ እውን መብዛሕትኡ ሰዓት ከም መቀመጢ ኣቁሑ ንጥቀመሉ እዩ።

እዚ ናይ እንኳዕ ደሓን መፃኹም መፋለጢ እዩ፡፡ እዚ መፋለጢ እዚ ናይ ክብርታት ኣሸንዳን ንክብሪ ደቂ ኣንስትዮ ብሩህ ተስፋ ናይ 2016 እንኳዕ ደሓን መፃኹም ይብለና ኣሎ፡፡

እዚ ኣብዚ ምስሊ እንሪኦ ዘለና ሓደ ካብቶም ተቐናቐንቲ ወይ ከዓ ካፍቶም ተናሓናሓቲ ፓርቲ ኮይኑ ብልፅግና ፓርቲ ዝብሃል ናቱ ናይ ብልፅግና ፓርቲ ዝብሃል ኣርማ እዩ።

እዚ አብዚ ምስሊ እንሪኦ ዘለና ሓደ ካብቶም ዓይነታት ፀጉሪ አቆራርፃ ሓደ ዓይነት ኮይኑ መብዛሕቲአ ስዓት አብ ከባቢ ራያ ዝጥቀመሉ አቆራርፃ ዓይነት እዩ፡፡ ሽሙ ካዓ ጎተና እናተባህለ ይፀዋዕ፡፡

እዚ ኣብዚ ምስሊ ዝረኤየና ዘሎ ካብቶም ዓይነታት እፅዋት ሓደ ኮይኑ ሽሙ ከዓ ሻንቦቆ እንዳተባሃለ ይፅዋዕ። እዚ መብዛሕቲኡ ግዜ ኣብ ገጠር ማሕበረሰብ ንመስርሒ ገዛውቲ ወይ ከዓ ቅርፃቅርፂ ንምውፃእ ይጠቅመና።

እዞም እንሪኦም ዘለው ኣብዚ ምስሊ ኣብ ኦርቶዶክስ ቤተክርስትያን ኣብ ውሽጢ ቤተ-ክርስትያን ኮይኖም ሞቆምያ ሒዞም እንዳፀለዩ ይርከቡ።

እዚ ኣብዚ ምስሊ እንሪኦ ዘለና ካብቶም ኣርቲኬቸርን ህንፃ ሰራሕትን ሓደ ኮይኑ ደብሪ ዘለዎ ዘይተወድአ ገዛ እዩ ዘርእየና ዘሎ እዚ ምስሊ::

እዚአን ኣብ ተሽከርከቲ ዝምደባ ኮይነን መብዛሕቱ ሰዓት ኣብ ናይ ህንፃ ስራሕቲ ይጠቕማና. ንኣብነት ዝተፈላለየ ሓሸዋን ሑፃን ጃህያን ወይ ዝተፈላለየ ሲሚንቶ ንምጉዓዝ ይጠቕማና::

እዚ ዝረአየና ዘሎ ኣብዚ ምስሊ ናይ ገዛ ኣቁሑ ኮይኑ ኣብ ዝተፈላለየ ማሕበረሰብ ማለት'ውን ኣብ ከተማ ዝርከብ ኮይኑ ሹሙ ከዓ ኣርማድዮ ይባሃል።

እዚ ንርኦ ዘለና ካብዚ ምስሊ ካብ ጥበብን ባህልን ሓደ ኮይኑ ብእምኒ ዝተፀርበ ዝተሰረሓ ኮይኑ ኣብ ናይ ቀደም ባህልን ቱሩዝምን ዝርከብ እዩ።

ሽጉርቲ እዩ፡- እዚ ሽጉርቲ እዚ መብዛሕትኡ ኣብ ዕዳጋ ይሽየጥ፡፡ ጥቅሙ ከዓ ንፀብሒንዝተፈላለዩ ዓብይቲ ጉዳያት መማቀሪ ወይ ከዓ መጠዓዓሚ ይከውን ማለት እዩ፡፡

እዚ ባህላዊ መስተ ኮይኑ ስዋ ይበሃል.። እዚ ስዋ እዚ ብዝተፈላለየ ዓይነታት እክሊ እና ዳጉሻን ቡቑሊ ይዳሎ::

እዚ ንሪኦ ዘለና አብዚ ምስሊ ሓደ ካብ ሃይማኖታዊ ኮይኑ ሙስሊም ዝበሃል ሃይማኖት አብ እዋን ፀሎት ዝገብርዎ ኮፍ አበሃህላ እዩ።

እዚ አብዚ ምስሊ ንሪኦ ዘለና ሓደ ካብቶም ስራሕቲ ህንፃ ኾይኑ አብ አክሱም ዩኒቨርስቲ በሪ እዩ ዝርከብ ናይ አርቲቴክቸር ስራሕቲ እዩ። እዚ አብ በሪ ናይ ዩንቨርስቲ አክሱም ይርከብ።

ኣብዚ ምስሊ እንሪኣ ዘለና ሓፍትና ካብቶም ዓይነታት ምግቢ ዝሓዘት ኮይና ከም ቃንጫ ሽኮር እንጥቀመሉ ናይ ቃንጫ መሸላ መዓር ወይ ክዓ ኣገዳ እናተብሃለ ዝፅዋዕ ናይ ሽኮር ነገር ሽኮራዊ ነገር ዝጥዕም ቃንጫ እዩ።

እዚ ንሪኦ ዘለና ኣብዚ ምስሊ ኣብ ባህልን ቱሪዝምን ክልል ትግራይ ዝርከብ ኮይኑ ፍሉይ ከተማ ኣብ ከተማ ኣኽሱም ዝርከብ እዩ፡፡ እዚ ኸኣ ግቢ ወይከዓ ቐፅሪ ናይቲ ባህልን ቱሪዝምን እዩ፡፡

እዚ ኣብዚ ምስሊ እንርእዮ ዘለና ሐደ ካብቶም መሰረታዊ አገልግሎት ሓደ ኮይኑ ዝተፈላለየ ዓይነታት ሸቀጥ ማለት እውን ዝተፈላለየ ኣቁሕት ዝነአሱን ዝዓበዩን ዝሓዘ ዓይነት ቦታ እዩ እኒኤ።

እዚ ካብቶም ባህላዊ ናይ ቀደም ኣዴታትና ዝሰርሐኦ ኮይኑ ሰፍኢ ይብሃል። እዚ ሰፍኢ እዚ ብሃሪ ወይከዓ ብማዳበሪያ ዝስራሕ እዩ። መብዛሕቲኡ ግዘ ንእክሊ መትሐዚ ንሓደ ሓደ ናይ እክሊ ምፅራይ እክሊ ብፍላይ ኣብ ገጠር ይጥቀምሉ።

እዚ ከምዚ ንሪኦ ዘለና ናይ ሓይሊ ኤሌክትሪክ ምዝርጋሕ እዩ ዝመስል። ሓይሊ ኤሌክትሪክ ካብ ሓደ ከተማ ናብ ካሊእ ከተማ እናተጉዓዘ እዩ ዝኒኤ። ፅርግያ እዉን ይስራሕ ኣሎ። ዝተፈላለዩ ናይ መሰረታዊ ልምዓት ስራሕቲ ይስርሑ ኣልዉ።

እዚ አብ አብዚ ምስሊ እንሪኦ ዘለና ናይ ሓደ ጋንታ አርማ ኮይኑ ናይ ጋንታ ኩዕሶ እግሪ ስሑለ ሽረ አርማ እዩ። ስሑል ሽረ አብ ከተማ ሽረ ዝርከብ ዓብዪ ጋንታ እዩ፡፡

ኣብዚ ምስሊ እንሪኦ ዘለና መብዛሕትኡ ግዜ ጋዜጣ እናተብሃለ ዝፅዋዕ ኮይኑ፤ ኣብ ዝተፈላለየ ህፁፅ ሰዓታት ክኸውን ከሎ ዝንገር ጋዜጣ እዩ፡፡ ነጋሪት ጋዜጣ ትግራይ እናተብሃለ ከዓ ይፅዋዕ፡፡

አብዚ ምስሊ ዘርእየና ዘሎ ሓደ ካብቶም ናይ ገዛን ናይ ቢሮን አቁሑት ሓደ ኮይኑ መዛሕትኡ ሰዓት ከም መቀረቢ እንጀራ፣ ከም መጎዝጎዚ ዝተፈላለዩ ነገራት ይጠቅመና።

እዚ አብዚ ምስሊ ንሪኦ ዘለና ሓደ ካብቶም ዓይነታት ስራሕ ኾይኑ እንዳ ቤት መስተን እንዳብልዕን ቦታ እዩ። እዚ ዝተፈላለዩ ማሕበረስብ እ መብልዒ ወይ ከዓ መስተ ዝጥቀመሉ ቦታ እዩ።

እዘን ዝሓልፋ ዘለዋ ተሽከርከርቲ ናይ ህዝቢ ተሽከርከርቲ እየን እዘን ተሽከርከርቲ እዚየን ኣውቶቡስ ይባሃላ፣ ካብ ዒስራ ክሳብ ዒስራን ሓሙሽተን በዝሒ ሰባት ዝሕዛ እየን፡፡

እዚ ኣብዚ ምስሊ ንሪኦ ዘለና ሓደ ካብቶም ዉሩያትን ፍሉጣትን ደራፋይ ኮይኑ ኪሮስ ኣለማዮህ ዝብሃል ደራፋይ እዩ። እዚ ደራፋይ እዚ ብጣዕሚ ዝልዓለ ተፈታዉነትን ተፈላጥነትን ዘለዎ እዩ።

እዛ ኣብዚ ምሰሊ እንርእያ ዘለና ካብተን ተሽከርከርቲ ሓደ ኮይና ንምዝዋራ ወይከዓ ንምስራሓ ዝቐለለት ዓይነት ተሽከርካሪ እያ።

እዞም እነሪኦም ዘለና ኣሓትና መሰረታዊ ልምዓት ናይ ግብርና ዘመናዊ ኣትክልቲ እናኣትከሉ ፍራምረ እንዳተከሉ ይርከቡ፡፡

እዞም አብዚ ምስሊ እንሪኦም ዘለና ሓደ ካብቶም አትክልቲን አሕምልቲን ዓይነታት ኮይኖም፤ ሽሞም ከዓ ተፈላለየ ድንሽ፣ ጉዕ እና ካሮት እናተብሃሉ ይፅውዑ፡፡

እዙይ ኣብዚ ምስሊ እንርእዮ ዘለና ሓደ ካብቶም ገዛን መንበር ኮይኑ ኣብ ምስራሕ ዝርከብ ወይ ካዓ ኣብ ከይዲ ከይዲ ዝረከብ ዘይተወደአ ህንፃ እዩ። እዙይ ህንፃ እዙይ ብዘመናዊ መንገዲ እናተሰርሐ ዝርከብ ዓይነት ህንፃ እዩ።

እዚ ናይ በረኻ እንስሳ ኮይኑ ሙጭጭላይ ይብሃል። እዚ ሙጭጭላይ እዚ ደርሆ፣ ዝተፈላለዩ ኣናእሽተይ ናይ እንስሳት ዘቤት እና እንስሳ ዘገዳም አናሃደነ ይበልዕ። ከይዲ መነባብሮኡ ብሃደን ብምህዳን ዝመሓደር።

እዚ ኣብዚ ምስሊ ንሪኦ ዘለና ናይ ዓዲግራት ህዝባዊ ቤተ መፅሓፍቲ ኾይኑ ዝተፈላለዩ ማሕበረሰብ ማለት እውን መምሃራን ፣ተምሃሮ ከምኡ ውን ዝተፈላለዩ ኣዛውንቲ ዝጥቀምሉ ቤተ መፅሓፍቲ እዩ፡፡

እዚ ኣብዚ ምስሊ እንሪኦ ዘለና ሓደ ካብቶም መሰረታዊ ኣገልግሎት ኮይኑ ባንኪ ዳሽን እናተባህለ ዝፍለጥ ንዓማዊሉ ንዝተፈላለየ ተጠቃማይ ክፍቲ ብዝኾነ 24 ሰዓት ዝሰርሕ ትካል እዩ፡፡

እዚ ኣብዚ ምስሊ እንሪኦ ዘለና ሓደ ካብቶም ናይ ሕርሻ ስራሕቲ ሓደ ኾይኑ እናኳዓቱ ወይ ከዓ እናልምዑ ይርከቡ፡፡ ካብኡ እዚ መሬት ንምፉኳስ ወይ ከዓ መሬት ዲግ ንኸይብል ንማሕረስ ምቹው ንኽኸውን ዝገብርዎ ዘለዉ ፃዕሪ ዘርኢ ምስሊ እዩ፡፡

እዛ ኣብዚ ምስሊ ንሪኣ ዘለና ሓደ ካብተን ዓይነታት ተሽከርከርቲ ኮይና መብዛሕትኡ ሰዓት ህዝቢ ካብ ሓደ ቦታ ናብ ሓደ ቦታ መንቀሳቀሲ ትጠቅም ኮይና ሽማ ከዓ ሃይሩፍ እናተበሃለት ትፅዋዕ።

እዚ ኣብዚ ምስሊ ንሪኦ ዘለና ካብቶም እፅዋት ወይ ክዓ ኣእዋማት ዝበሃሉ ሓደ ኮይኑ ንማሕበረሰብ ንዝተፈላለዩ መድሓኒት ማለት እውን ንቆስሊ ርእሲ ንጥቀመሎም ሽሞም ከዓ ጋባ ይበሃሉ።

እዞም ኣብዚ ምስሊ ዝረኣይና ዘለው ኣብ ፖለቲካ ትግራይ ዓብይ ኣስተዋፅኦ ዝነበሮም ኣቶ ጌታቸው ረዳን ከምኡ እውን ጀነራል ፃድቃን እዮም።

እዚ ኣብዚ ምስሊ ዝረአየና ዘሎ መብዛሕትኡ ሰዓት ጋሪ ወይከዓ ተሰሓቢ እናተባህለ ዝፅዋዕ ኾይኑ ካብ ዝተፈላለዩ መጓዓዝታት ማለት ውን ካብ ዕዳጋ ካብ ዝተፈላለዩ ኣናእሽተይ ጉዕዞታት ንምጓዓዝ ይጠቕመና፡፡

እዚ አብዚ ምስሊ እንርእዮ ዘለና ሓደ ካብቶም ዓይነታት መፅሓፍ ኮይኑ ኮይኑ ግን ናይ ሃይማነታዊ መፅሓፍ እዪ ። እዚ ናይ ሃይማነታዊ መፅሓፍ ናይ ኦርቶዶክስ መፅሓፍ ኮይኑ ዝተፈላለየ ዓይነታት ሰብከት ዝተፈላለየ ዓይነታት ምህሮ ትምህርትን ዝሓዘ እዪ ።

እዚ አብዚ ምስሊ እንሪኦ ዘለና ሓደ ካብቶም ናይ ሕርሻን ግብርናን ሓደ ኮይኑ ናይ ልምዓት ቦታ እዩ ዝረአ ዘሎ ዝተፈላለየ አትክልትታት ማለት እውን ከም በዓል ጎመን ዝተፈላለዩ አትክልትታት እኒአው ዒልዎ እውን አሎ።

እዚ አብዚ ምስሊ እንሪኦ ዘለና ሓደ ካብቶም ዓይነታት ዜና ኾይኑ ብትግራይ ቴሌቪዥን ዝመሓላለፍ ዘሎ ዜና ስፓርት እዩ፡፡

እዚ ኣብዚ ምስሊ እንሪኦ ዘለና ሓደ ካብቶም ዓይነታት ምግቢ ኮይኑ ዝተፈላለየ ዓይነታት ምግቢ ዝሓዘ እዩ። ዝተፈላለየ ዓይነታት ፀብሒ ከምኒ ኣትክልቲ፣ ሽሮ ዝተፈላለየ ክክዕ ዝሓዘ ዓይነት ምግቢ እዩ።

እዚ ኣብ ዚ ምስሊ እዚ ዝረአየና ዘሎ መንበሪ ገዛ ኮይኑ ብፍላይ ኣብ ማሕበረ ሰብ ከተማ ዝረአ እዩ። እዚ ከዓ ኣብ ዝተፈላለየ ዝማዕበለ ከተማ ይረአ።

እዚ ኣብዚ ምስሊ እንሪኦ ዘለና ናይ ኮሚሽን መረፃ ብሄራዊ ክልላዊ መንግስቲ ትግራይ ኣርማ ወይ ክዓ መለለዪ ምልክት እዩ።

እዚ ንሪኦ ዘለና ኣብዚ ምስሊ ካብቶም ኣትክልትን ኣሕምልትን ሓደ ኮይኑ ሽሙ ከዓ ስላጣ እናተብሃለ ይፅዋዕ ።

እዞም እንርእዮም ዘለና ሓደ ካብ ሕርሻን ግብርናን ሓደ ኮይኑ ተክልታት ወይከዓ ፈልሲ መሸጢ ቦታ እዩ እዚ መሸጢ ቦታ እዚ ዝተፈላለዪ ኣትክልቲ ዝርከብዎ እዩ።

እዚ ኣብዚ ምስሊ ዝረኣየና ዘሎ ካብቶም ናይ ገዛ ኣቁሑት ሓደ ኮይኑ መትሓዚ እንጀራ ንጥቀመሉ እዩ እዚ ድማ ሽሙ ጊባቦ ይበሃል።

እዛ ኣብዚ ምስሊ እንሪኣ ዘለና ካብቶም ናይ በረኻ እንስሳት ኮይና ካብኡ ኸዓ ዓይነታት ኣዕዋፍ ኮይና ጉጓ እንዳተባሃለት እትፅዋዕ ዓይነት ዒፍ እያ፡፡

እዚ ካብቶም ዓበይትን ንነዊሕ እዋን ዝቅመጥ ዓይነት እፅዋት እዩ፡፡ እዚ እፅዋት እዚ ኣውሊዕ ይባሃል፡፡ ዕድሚኡ እክሳብ 1000 ወይ ከዓ እክሳብ ሓደ ክፍለ ዘመን ክቅመጥ ይክእል እዩ፡፡ እዚ ድማ

እዚ ኣብ እዚ ምስሊ ንርኦ ዘለና ኣብ ዝተፈላለዩ መሳርሕታት ንጥቀምሉ ኮይኑ ብፍላይ ካዓ ኣብ እንዳ ፀጉሪ ቤት ኣብ ዝተፈላለዩ ስራሕቲ ንጥቀመሎም እዩ። ሽሙ ከዓ ሶፍቲ ይብሃል።